እዚ እትሪኢዎ ዘለኹም ምስሊ ዘይተስተኻኸለ መሬት ወይ ዝፈርስ ገዛ ተፍርስ ዘይተስተኻኸለ መሬት ተስተኻኽል ዓይነት ተሽከርካሪት እያ፡፡ እዛ ተሽከርካሪት እንታይ እናተብሃለት ትፅዋዕ?

እዚ ኣብዚ ምስሊ እትሪእዎ ዘለኹም ሓደ ካብቶም እንስሳ ዘቤት ኮይኑ እሙን ገዛ ሓላዊ እንስሳ እዩ ።እዚ እንስሳ ንዘይፍልጦ ሰብ ነቢሑ የባርር፣ ሓላሓሊፉ ከዓ ይናከስ። እዚ እንስሳ መን እዩ ?

እዚ ትሪእዎ ዘለኹም ምስሊ ሓደ ካብቶም ካብ ዓዶም ወፃኢ ኾይኖም ዝደርፉ ከያኒ ኤርትራዊ እዩ፡፡ እዚ ከያኒ ኣብ ቀረባ እዋን ምስ ሓደ ኢትዮጵያዊ ኮይኑ ደርፊ ለቒቑልና ነይሩ፡፡ እዚ ከያኒ መን ይባሃል?

እዚ እትሪእዎ ዘለኩም ምስሊ ካብ ሕርሻ ዝርከብ ኮይኑ ፊሒርካ አውፂእካ ቀይሕ ሕብሪ ዘለዎ ኮይኑ ቆሊካ ክብላዕ ዝክእል አጥሒንካ እውን አብ ጎማ ዓሽግካ ዝሽየጥ ዓይነት ዝራእቲ እዩ፡፡ እዚ እንታይ እናተባህለ ይፅዋዕ?

እዚ ኣብ ምስሊ እትርእዎ ዘለኩም ተሽከርካሪት ሓንቲ ካብ እተን ኣብ ምክልካል ሃገር ዝጥቀሙሎም መጓዓዓዚት ሓንቲ ንእሽተይ ተሽከርካሪት እያ፡፡ እዛ ተሽከርካሪት እንታይ እናተባሃለት ትፅዋዕ?

እዙይ ኣብ ምስሊ እትርእይዎ ዘለኹም ኢደ ጥበብ ካብ ኣግራብ ፀሪብካ ዝስራሕ ዓይነት ስራሕቲ ኮይኑ ንዝተፈላለዩ መደቀስን ንኮፍ መበሊ ንጥቀመሎም ዘመናዊ ናውቲ እዮም። እዙይ እንታይ እናተባህለ ይፅዋዕ?

እዚ ትሪእዎ ዘለኹም ምስሊ ዝኾነ ማሕበረሰብ ብፅኑዕ እንተሓሚሙ ክንቀሳቐሰሉ ኣብ ዘይኽእል ሰዓት ናብ ጥዕና ጣብያ ደዊልካ ትለኣኸልካ ተሽከርካሪት እያ፡፡ እዛ ተሽከርካሪት እንታይ ትበሃል?

እዚ እትሪእዎ ዘለኩም ምስሊ ሓደ ንጥፈት ንመሳሪሒ እንጥቀመሉ ነገራት ንምቁራፅን ንምስትክካልን ንጥቀመሉ አቃሓ ኮይኑ ክልተ ኢድ መእተዊ ቅርፂ ዘለዎ እዩ። እዚ እንታይ እናተባህለ ይፅዋዕ ?

እዚ ኣብ ምስሊ እትሪእዎ ዘለኹም ዓይነት ፀወታ ኣካል ጥንካሬ ሓደ ምስ ሓደ እናተቐዳደምካ ዝግበር ንሕንሕ እዩ። እቲ ቀዳማይ ዝወፀ ይዕወት። እዚ ምስሊ እንታይ እናተብሃለ ይፅዋዕ?

እዛ እትሪኢዎ ዘለኩም ምስሊ ሓደ ማሕበረሰበ ብፁኑዕ አብ ዝሓመሉ ንክትወስዶ ትፅዋዕ ናይ ግሊ ሕክምና ተሽከርካሪት እያ ፡፡እዛ ተሽከርካሪት እንታይ እናተባህለት ትፅዋዕ?

እዙይ ኣብ ምስሊ እትርእይዎ ዘለኩም ገዛ ማሕበረሰብ ተከተልቲ እምነት ኦርቶዶክስ ሃይማኖት ዝኮኑ ፀሎት ዝውሃበሉ ቦታን ትምህርቲ ትቀስመሉን ቦታ እዩ። እዙይ ቦታ እንታይ እናተባህለ ይፅዋዕ?

እዚ እትርእዎ ዘለኩም ምስሊ ኣብ ሓንቲ ቤቴ እምነት ለኡል እዝጋብሄር እመብታችን ምስ ኩሎም መላኣክታት ብስእሊ መልክዕ እንረኽበሉ ስፍራ ኾይኑ ፆሎትና እነብፀሕሉ ቦታ እዩ ።እዚ ቦታ እንታይ እዳተበሃለ ይፅዋዕ?

እቲ ትርእይዎ ዘለኹም ምስሊ ኣብ ሓንቲ ቤተ እምነት ንልዑል እግዝኣብሄርን እመቤታችን ኩሎም መላእኽትታት ብስእሊ ምልክዕ እንረኽበሉ ስፍራ ኮይኑ ፀሎትና ነብፀሐሉ ቦታ እዩ። እዙይ ቦታ እንታይ ይብሃል?

እዚ እትርእይዎ ዘለኹም ምስሊ ካብ ዘመናዊ ክዳን ዝተሰሪሐ ዓይነት መትሐዚ ናዉቲ ኮይኑ ብጎንና ተሰኪምናዮ ንኸይድ እዩ። እዚ ሽሙ እንታይ እናተብሃለ ይፅዋዕ?

እዚ አብ ምስሊ ትሪኢዎ ዘለኩም ሓደ ካብቶም እፅዋትና ኮይኑ ቀጥ ዝበለ ነዊሕ ቁሙት ዝወነነ እፅዋት ኮይኑ ዓበይቲ ወለድና ነዊሕ ቁመት ዘለዎ ሰብ እንተሪኦም ዝምስሉሉ እፅዋት እዩ። እዚ መን ይበሃል?

እዚ እትሪኢዎ ዘለኹም ምስሊ ሓደ ካብቶም ናይ ገለ ሰብ ትካል ኮይኑ ብመስኮት ቴሌቪዥን ዝመሓላለፍ ሓደ ናይ ትግራይ መርበብ ሓበሬታ መማሓላለፊ እዩ፡፡ እዚ ምስሊ እንታይ እናተባህለ ይፅዋዕ፡፡

እዚ ትርእዎ ዘለኹም ምስሊ ዘመናዊ ናውቲ ገዛ ከም ዓራት ፣መደርደሪ ኣቁሑ ዝተመሳሰሉ ካብ ዕንጨይት ፀሪብካ ዝስርሑ ስራሓቲ እዮም። እዚ ስራሓቲ እዚ እንታይ እንዳተባህለ ይፅዋዕ?

እዚ ትሪእይዎ ዘለኹም ምስሊ ነብስሄር አቦና አብ ቋንቋ ትግርኛ ዓብይ ግደ አበርኪቱ ዝሓለፈ ሙሁር ቋንቋ አቦና እዩ። እዚ ሙሁር እዚ አቦና ሹሙ መን ይበሃል?

እዚ እትሪኢዎ ዘለኩም ምስሊ ካብ ጥንቲ ወለድና መመላክዒ ኢደን እግረን ዝጥቀማሉ ዓይነት ተክሊ ኮይኑ እዚ ተከሊ ፋሕፍሒን አብ ሓዊ ገይረን ኢደን እግረን የማላካዓ። እዚ ምስሊ እንታይ እናተባሀለ ይፅዋዕ?

እዚ ኣብ ምስሊ እትርእይዎ ዘለኹም ዓለባ ዓዲ ሓደ ካብ ናይ ትግራይ ባህላዊ ክዳን እዩ። እዚ ዓለባ ዓዲ ካብ ጡጥ ፈቲልካ ዝስራሕ እዩ። እዚ ዓይነት ምስሊ እንታይ እንዳተብሃለ ይፅዋዕ?

እዚ ምልክት ምስሊ ሓደ ካብቶም ንትግራይ ዝሕግዛ ትካላት ሓንቲ ኾይና ቅርሺ ብምስብሳብ ቡዙሓት ቤት ትምህርታት ሕክምናታት ብ ሽማ ን ትግራይ ዝሰርሐት ትካል መን ትበሃል?